እፅዋት፡- እፅዋት ማለት አብ ሓመድ ዝወቅሉ ሂወት ዘለዎም ነገራት ኮይኖም ንመብዛሕትኡ ግዜ ሱር፣ ጉንዲ፣ ቆፅሊ ዝሓዙ ኮይኖም ሓደ ሓደ ግዜ ከዓ ፍረታትን ዕምበባታትን ዝሓዙ እዮም፡፡

ታሪክን ተፈጥሮን ታሪክ ማለት ኣብ ሕሉፍ ዝተፈፀሞ ዝተፈላለዩ ፍፃመታት ዝሓዘ እንትከዉን ተፈጥሮ ማለት ድማ ወዲ ሰብ ዘይሰርሖም ካብ ተፈጥሮ ንረክቦም ሂወት ዘለዎም ነገራትን ሂወት ዘየብሎም ነገራትን ኣጠቃሊሉ ዝሓዘ ማለት እዩ፡፡